ትራንስፖርት ካብ ሓደ ቦታ ናብ ካሊእ ቦታ ናይ ስራሕ ምንቅስቃስ ይኹን ቤተሰብ ንምጥያቅ ዝግበር ምንቅስቃስ እንትኾን ተሽከርከርቲ ማለት ድማ ካብ ቦታ ናብ ቦታ ከም መኪና፣ ባጃጅ፣ ሞተር ፣ኣየር፣ ባቡር ዝኣመሰሉ ብነዳድን ብኤሌትሪክን ዝሰርሓ መጓዓዝያታት እየን። ንስኹም ኸ ኣየናይ መጓዓዝያ ትጥቀሙ?

መሳርሒ ማለት ናይ ዕለት ዕለት ስራሕትና ንምስላጥ ዝሕግዙና ነገራት ማለት እዩ ። ንአብነት ናይ ምግቢ መሳርሒ ናይ ሙዚቃ መሳርሒ ናይ ሕርሻ መሳርሒ ወዘተ ይርከቡ ዝተፈላለዩ ዓይነት መሳርሒታት አለው ንአብነት ብረት ጣውላ ምስማር ወዘተ ይርከቡ አብ ሂወትና መሳርሒ መሰረታዊ ነገር እዩ ኢልኩም ትሓስቡ ዶ ?

ሕርሻ ማለት ንወዲ ሰብ ዝጠቅም ብመልክዕ ምግቢ ዝስርሑ ኮይኑ ሓደ መሬት ብምሕራስ በዙሕ ዓይነት ምህርቲ እንረክበሉ እዩ፡፡ ኣብ ሃገርና ድማ ሕርሻ ናብ ቴክኖሎጂ እንዳተቀየረ ይርከብ፡፡ ግብርና ማለት ድማ ብትምህርቲ ዝተሓገዘ ናይ ሕርሻ ፍልጠት ዘለዎም ተክለታት ብሳይነሳዊ መንገዲታት ዘዕብዩ እዮም፡፡ ሕርሻ ንሃገርና እንታይ ዓይነት ጥቅሚ ኣለዎ ኢልኩም ትሓስቡ?

ባንዴራ ማለት መለለይ ወይ ክዓ መግለፂ እዩ፡፡ ባንዴራ ናይ ሓንቲ ዓዲ ሕብራ ቀለማ መግለፂ እንትኮን። ባንዴራ ንብዙሕ ነገር ይሕግዝ እዩ፡፡ ኣብ ባንዴራ ዝርከቡ ሕብርታት ነናይ ባዕሎም ትርጉም ኣለዎም፡፡ ሃገር ካብ ሃገር ንምፍላይ እውን ይጠቅመና፡፡ ባንዴራ ብምህላው እንታይ ዓይነት ጥቅሚ ክንረክብ ንክእል?

ባንዴራ ማለት መለለዪ ወይ ከዓ መግለፂ መንነት እዩ ባንዴራ ናይ ሓንቲ ዓዲ ሕብራ ቐለማ መግለፂ እንትኾን ባንዴራ ንብዙሕ ነገር ክጠቅም ይኽእል ኣብ ባንዴራ ዝርከቡ ሕብርታት ነናይ ባዕሎም ትርጉም ኣለዎም ካብ ሃገር ሃገር ምፍላይ ድማ ይጠቕመና ኣብ ዓለምና ዓይነት ሃገራት ዘለዋ ይመስለኩም።

ፋሽን ማለት አልባሳትን ጫማን ብምፍጣር ናይ ሓደ ሃገር ባህሊ መንነት ስልጣነ ብጨርቂ ጌርካ ምግላፅ ምኽአል እዪ። ፋሽን በቢ ግዜኡ ዝቅየርን ዝሕደስን እዪ። ን ኣብነት ኣብ ቀደም ጊዜ ፋሽን ዝነበረ ድሕሪ ዝተወሰነ ግዜ ብካልእ ነገር ይክተል። ንስኩም ከ ናይ ንፋሽን ተከተልቲ ዲኹም?

ናይ ገዛ እንስሳ ማለት ምስ ሰብ ተላሚዶም ምስ ደቂ ሰባት ዝነብሩ ከም ከልቢ ፣ድሙ ዝኣመሰሉ እንትኾኑ ናይ በረኻ እንስሳ ማለት ድማ ኣብ በረኻ ዝነብሩ ምስ ሰብ ዘይተላመዱ ከም ኣንበሳ ፣ ነብሪ ፣ቡዃርያ ዝኣመሰሉ እዮም ። ኣብ ገዛኹም ዝለመደ ናይ ገዛ እንስሳ ኣለኩም ዶ ?

ዜና ኣውትር ማለት ሓዱሽ ዘይተሰመዐ ሓበሬታ ኾይኑ ብመልክዕ ጋዜጣ፣ መፂሔት፣ ድምፅን ምስልን ናብ ሰማዒ እዝኒ ይበፅሕ።

ንግዲ ብመሰረቱ ናይ ቀደም ናይ ደቂ ሰባት ምንቅስቃስ እዩ። ሓደ ሰብ ዝኾነ ይኹን ዝደለዮ ኣቅሓ ንምምላእ ዝሰርሖ ዓይነተ ስራሕ እዩ። ቡዙሕ ዓይነት ንግዲ ኣሎ። ንኣብነት:- ናይ ጫማ፣ ናይ ኣልባሳት፣ ናይ ክዳውንቲ ምትዕድዳግ ማለት እዩ። እዚ ነምርቶ ምህርቲ ምስ ተመረተ ናብ ተጠቃማይ ክሳብ ዝበፅሕ ዝግበር ናይ ንግዲ ክንዉን እዩ። ንስኹም ከ ናይ ንግዲ ስራሕቲ ተሳቲፍኩም ትፈልጡ ዶ?

መሳርሒ ማለት ናይ ዕለታዊ ስራሕትና ንምስላጥ ዝሕግዙና ነገራት ማለት እዮም ንኣብነት ናይ ምግቢ መሳርሒ፣ ናይ ሙዚቃ መሳርሒ ፣ናይ ሕርሻ መሳርሒ ወዘት እዮም ዝተፈላለዩ ዓይነት መሳርሒ እዉን ኣለዉ ንኣብነት ብረት ጣዉላ ምስማር ክኮኑ ይክእሉ እዮም ኣብ ከባቢኩም ዘለዉ መሳርሕታት ታይ እዮም ፍሉይ ነገር ሰሪሕኩም ትፈልጡ ዶ ?

መንበሪ ገዛ ማለት ሓደ ናይ ወዲ ሰብ መሰረታዊ ድልየታት ካብ ዝባሃሉ ሓደ እዩ፡፡ ገዛ ሓደ ሰብ ኣብ ድካም ዊዒሉ የዕርፈሉ ካብ ቁሪ፣ ንፋስ፣ ፀሓይ ዓርሱ ዝከላለሉ መዕቆቡ እዩ፡፡ ክንደይ ዓይነት ናይ ገዛ ኣሰራርሓ ዘለዉ ይመስለኩም?

ተፈለጢቲ ሰባት ማለት ኣካል ሓደ ማሕብረተሰብ ኮይኑ ብዝገበርሞ ፅቡቅ ስራሕቲ ወይ ዘለዎም ተውህቦ ብምጥቃም ናብ ህዝቢ ብምምፃእ ተቀባሊነት ዝረክቡ ሰባት እዮም። ወይድማ ስርሖም ምስ ህዝቢ ጎፍንጎፍ ዝተራከቡ ዘፋልጡ ይኮኑ ።ከም ንኣብነት ገጣሚ፣ ሙዚቀኛ ፣ናይ ሃገር መራሒ ወይ ዶክተር ክከውን ይክእል። ተድንቅዎ ፍሉጥ ሰብ ኣለኩም ዶ?

ባህላዊ ሕክምና ማለት ደቂ ሰባት ሕማም እንተጋጥሞም ነቲ ሕማሞም ብባህላዊ መንገዲ ክሕክሙ ከለው እዩ ። ንኣብነት:- ናይ እፅዋት ውፅኢታት ተጠቂምካ ክኸውን ይኽእ ዘይተገብኡ መሳርሕታት ተጠቂምካ ሕማም ንምፍዋስ ዝግበር እዩ ። ንኣብነት:- ከም ማሕጎማ ክንወስድ ንክእል ኢና። ባህላዊ ሕክምና ካብ ሕማም ይፍውስ ኢልኩም ትሓስቡ ዶ?

ባህሊ ማለት ናይ ሓደ ማሕበረሰብ መነባብሮ ዝገልፅ እዩ ባህሊ ሓደ ኣካል እቲ ማሕበረሰብ ብምኳኑ ዝረክቦ ፍልጠት ፡እምነት ፡ኣተሓሳስባ ልምዲ ማሕበራዊ ሂወት እዩ ጥበብ ማለት ድማ ምስራሕ ማለት ዘይኮነስ ኣሰራርሕ ዝገልፅ እዩ ኣብ ከባቢኩም ዝክበር ፍሉይ ዝኮነ ባህሊ ኣለኩም'ዶ?

ኣትክልትን ኣሕምልትን ካብቶም ፍልፍል ቫይታሚን ሓደ ኾይኑ ካብቶም ሕማም ተኸላኸልቲ ዝበሃሉ እንኾኑ ከም ስላጣ፣ ቆስጣ ፣ዘይትሁን ወዘተ።

አትክልትን አሕምልትን ማለት ናይ ምግቢ ተዋፅኦታት ኮይኖም አብ ጥዕና ወዲ ሰብ ዕዙዝ ዝበሃል ቦታ ዘለዎም እዮም፡፡ አብ ውሽጦም ዝርከቡ ቫይታሚናት መሰረት አዝዮ ጠቀምቲ ዝተብሃሉ ምግቢታት እዮም፡፡ ንአብነት ከም ሓምሊ፣ ጎመን፣ ቆስጣ፣ ሰላጣ ካልኦትን እዮም፡፡ አብ ከባቢኩም ዘለው አሕምልትን ፍራምረን እንታይ እንታይ?

ትምህርቲ ማለት ፍልጠት ኮነ ሞያ ንምምሃር ዝግበር ናይ ኣስተምህሮ ከይዲ ኮይኑ፣ ናይ ደቂ ሰባት ማሕበራዊ ኣእምሮኣውን ኣካላውን ፍልጠት ዘለዎ ምኽንያታውነት ዘለዎ ሰብ ንምህናፅ ዝጥቀም እዩ። ንስኹም ኸ ትምህርቲ ኣብ ምስፍሕፋሕ እንታይ ዓይነት ግደ ኣለኩም?

እፅዋት ማለት አብ መሬት ብ ተፈጥሮ ዝርከቡ ብ ደቂ ሰባት ተተኪሎም ዝንከባከብዎም ክኮኑ ይክእሉ። እፅዋት ከም ፍልፍል ናይ ኦክስጅን ስለ ዝኾነ ፍሉይ ክንክን ዘድልዮምን ብዙሕ ጥቅምን ዝህቡና እዮም። ከም መስርሒ ወረቀት ፣ ጣውላ ፣መድሓኒት ንምሰራሕ እውን ንጥቀመሎም ኢና። እፅዋት ካልኦት ብ ከባቢኩም ዝጠቅምኩም አለዉ ዶ?

ፋሽን ማለት ኣልባሳትን ጫማን ብምፍጣር ናይ ሓደ ሃገር ባህሊ ፣ መንነት ፣ስልጣነ ክተርኢ ምኽኣል እዩ። ፋሽን በቢግዚኡ ዝቕየር ፣ዝሕደስ እዩ። ንኣብነት ኣብ ቀደም ግዜ ፋሽን ኣብዚ ሕዚ ዝተወሰነ ግዜ ይቕየር። ንስኹም ከ ናይ ፋሽን ተኸተልቲ ዲኹም?

ዜና ማለት ብዛዕባ ሓደ ነገር ከም ኣርእስቲ ኣልዒልካ ጭብጢ ብዘለዎን ስርዓት ብዘለዎን መንገዲ ምዝራብ ማለት እዩ:: ዜና ኣዉትር ዝኮነ ዝተፈጥረ ሓድሽ ነገር ቀዲምካ ትክክለኛ ብዝኮነ መንገዲ ናብ ሰባት ምክፋል እዩ:: ንኣብነት ብመልክዕ ጋዜጣ፣ ቴሌቪዝን፣ ራድዮ ኣቢሉ እዉን ይበፅሕ:: ንስኩም ከ ዜና ኣዉትር ትከታተሉ ዶ?

ጫማ ማለት ካብ ቆርበትን ክርን ዝስራሕ ኮይኑ ሰባት ዕለት ዕለት ውዕለኦም ካብ ንፋስ ቁርን ብተወሳኪ እውን ካብ በላሕቲ ነገራት ዓርሶም ንምክልኻል ዝጥቀምሉ እንትኾን ናይ ወድሰብ መሰረታዊ ድልየት እዩ። ጫማ ማለት እቶት መትአኻኸቢ እውን እንጥቀመሉ ኢና አየናይ ጫማ ንእቶት መትአኻኸቢ ንጥቀመሉ ንክእል?

ትራንስፖርት ካብ ሓደ ቦታ ናብ ካሊእ ሓደ ቦታ ናይ ስራሕ ምንቅስቃስ ይኹን ቤተሰብ ንምጥያቅ ዝግበር ምንቅስቃሳት እንትኾን ተሽከርከርቲ ማለት ድማ ካብ ቦታ ናብ ቦታ ዘንቀሳቅሳና ከም መኪና፣ ባጃጅ፣ ሞተር ፣ አየር ፣ ባቡር ዝመሰሉ እዮም ።ብነዳድን ብኤሌክትሪክ ድማ ይሰርሓ። ነዳዲ ንምጥቃም ንሂወትና አስጋኢ እዩ ኢልኩም ትሓስቡ ዶ ?

ጫማ ማለት ካብ ቆርበትን ክርን ዝስራሕ ኾይኑ ሰባት ኣብ ዕለት ዉዕለኦም ካብ ንፋስን ቁርን ብተወሳኺ እዉን ካብ በላሕቲ ነገራት ዓርሶም ንምክልኻል ዝጥቀምሉ እዩ ። ናይ ወድ-ሰብ መሰረታዊ ድሌታት ተባሂሎም ዝሕሰቡ እንትኾን፣ ናይ እቶት መእከቢ እዉን ንጥቀመሉ ኢና። ኣየናይ ጫማ ኣብ ዓለምና ብበዝሒ ይምረት?

ምግቢ መሰረታዊ ድሌት ወዲ ሰብ ኮይኑ ወድሰብ ንምንባር ኣካላቱ ንምህናፅ ዝበልዖ እዩ ከም ፍራም፣ ጥረ-ምረ፣ ኣሕምልቲ፣ ብስጋ መልክዕ ብዝተፈላለየ ኣቀራርባን ኣሰራርሓን ቀሪቡ ዝብላዕ እዩ። በቢ ከባቢኡ ድማ ዝተፈላለዩ ናይ ኣመጋግባ ስርዓት ኣሎ። ኣብ ከባቢኩም ዘሎ ናይ ኣመጋግባ ስርዓት ከ ብከመይ ትገልፅዎ?

ተፈለጥቲ ሰባት ማለት ኣካል ሓደ ሕብረተሰብ ኮይኖም ንዝገበርዎ ፅቡቕ ስራሕቲ ወይ ዘለዎም ተዉህቦ ብምጥቃም ናብ ህዝቢ ብምምፃእ ተቐባልነት ዝረኸቡ ሰባት እዮም ወይ ድማ ስርሖም ምስ ህዝቢ ጎፍ ንጎፍ እንተራኽቡ ተፈለጥቲ ይኾኑ ከም ገጣሚ፣ ሙዚቀኛ ፣ናይ ሃገር መራሒ፣ ዶክተር ዝኣመሰሉ እዮም ።ንስኹም ተድንቕዎ ፍሉጥ ሰብ መን እዩ?

ፋሽን ማለት ኣልባሳትን ጫማን ብምፍጣር ናይ ሓደ ሃገር ባህሊ መንነት ስልጣነ ብዘርኢ ገይርካ ምግላጽ ምኽኣል ማለት እዩ። ፋሽን በቢግዚኡ ዝቅየርን ዝሕደስን እዩ። ንኣብነት ኣብ ቀድም ግዜ እቲ ፋሽን ዝነበር ድሕሪ ዝተወሰነ ግዜ ብካሊእ ነገር ይቅየር። ኣብ ቀደም ጊዜ ፋሽን ነይሩ ብሎሚ ግዜ ፋሽን ኮይኑ ዝመጸ ትፈልጡ ዶ?

ሃይማኖት ማለት ሰባት ንዝኣመንዎ ኣምላክ ኣምልከቶም ዝገልፅሉ መንገዲ እንትከውን በቢእምነቶምን ኣብ እምነቶም ዘሎ ሕጊታት ምክንያት ብዝተፈላለየ መግለፂ ዘለዎ እንትከውን ዋና ስርሑ ግን ሰባት ምስቲ ዝኣመንዎ ኣምላክ መራከቢ መንገዲ እዩ፡፡ ከም ኣብነት ክርስትና፣ እስልምና ቡድሂዝም፣ ሂዱዝም ካልኦት እዮም፡፡ ኣየናይ ሃይማኖት ኣብ ዓለምና ዝሰፍሐ ተኸታሊ ዘለዎ ይመስለኩም?

ኢንጅን ናይ ማሽን ዓይነት እንትኮን ሙቆት ወይ ድማ ካሊእ ዓይነት ዓቅሚታት ወይ ተንቀሳቀሲ ዓቅሚ ዝቅይር መሳርሒ እዩ። ማሽናት ናይ ሰብ ጉልበትን ሓይልን ካብ ምሽፋን ሓሊፉ ግዜና ድማ ይቁጥብ እዮም። ንኣብነት ፎቶ ማሽን ፣መተንፈሲ ማሽን፣ መጥሓኒ ማሽን ይርከብዎም። ማሽን ጉድኣት ኣለዎ ኢልኩም ዶ ትሓስቡ ዶ ?

ትራስፖርት ውይ ከዓ መጎዓዝቲ ካብቶም ንወዲ ሰብ ጠቀምቲ ሓደ ኮይኑ ናይ ቀደም ሰባት ብናይ ገዛ እንስሳት ከም ፈረስ ፣ኣዲጊ ፣ግመል ዝአምሰሉ ይጥቀሙ ነይሮም። ካብኡ እናማዕበለን እናዓበየን ሕጂ ናብ ተጠቀምቲ ኤሌትርክን፣ ነዳዲን ከም መኪና፣ ኣውሮፕላን ፣ባጃጅ ማዕቢሉ ድካምን ግዜን ይቅንስ። ንስኹም ከ ኣየነይቲ ኣከርከርቲ ትመርፁ?

ኣርማ ማለት ናይ ሓደ ነገር ብምልክት ዝገልፅ እንትኸውን ካብዚኣቶም ድማ ናይ ፅርግያ፣ ናይ ማያዊ ኣካላት ናይ ሰላም ክኸውን ይክእል እዩ። ስለዚ ናይ ማያዊ ኣካላት ምልክት ሰማያዊ ፣ናይ ሰላም ድማ ፃዕዳ ርግቢት ወዘተ እዩ። ስለዚ ኣርማ ንምንታይ ይጠቅም ኢልኩም ትሓስቡ?

ኣርማ ማለት መፍለይ ሓደ ትካል እንትኸውን ንአብነት ናይ ትካል ማሕተም ከምኡ እውን ፃዕዳ ርግቢት ናይ ሰላም ወዘተ

መሰረታዊ ግልጋሎት ማለት ነቲ ማሕበረሰብ ግልጋሎት ዝህቡ ማሕበራት ወይ ድማ ትካላት እዮም፡፡ ንኣብነት ናይ ጥዕና ፣ናይ ትምህርቲ፣ ናይ ግብርና ውፅኢታትን ካልኦት ተመሳሰልቲ ኣገልግሎታትን ዝህቡ ትካላት እዮም፡፡ እዚኦም ብመንግስቲ ወይ ድማ በቲ ሕብረተሰብ ዝህነፁ እዮም፡፡ ማሕበራዊ ኣገልግሎት ጥቅሚ ኣለዎ ኢልኩም ትሓስቡ ዶ?

መጋየፂ ማለት ንደቂ ሰባት ፀቢቕካ ማዕሪግካ ንኽትርአ ዝገብር ኾይኑ ንደቂ ሰባት ሓሊፉ ንነገራት ፀቢቑ ጎሊሁ ንኽረአ ዝገብር እዩ። ንኣብነት ብባህላዊ እንገልፆም መጋየፅታት ዱከት ፣ዓምባር፣ መስቀል ፣ኩሕሊ ዓዲ ወዘተ ዝኣመሰሉ ንገልፅ ዘመናዊ መጋየፅታት ዝበሃሉ ኸ እንታይ እንታይ እዮም?

መስተ ደቂ ሰባት ናይ ኣልኮል መስተ ስለ ምስታይ ዝተፈላለየ ዓይነት ኣመለኻኽታ ኣለዎም ። ብብዙሕ ስድራ ኣብ ውሽጢ ናይ ኣልኮል መስተ ምስ ምግቢ ኩሉ ግዜ ይቕርቡ:: ካልኦት ስድራ ድማ ኣልኮል ምስታይ ፈፂሙ ከምሓጥያት ጌሮም ይወስድዎ:: አልኮል ምስታይን ኣብ ዘይምሰታይን ንኩሉ ሰብ ናይ ባዕሉ ውሳነ ክውስን ይግባእ። አልኮል ምስታይ ንጥዕናና ጎዳኢ ይመስለኩም ዶ?

መሰራታዊ ግልጋሎት ማለት ነቲ ማሕበረሰብ ግልጋሎት ዝህቡ ማሕበራት ወይ ድማ ትካለት እዮም ። ንኣብነት ናይ ጥዕና፣ ናይ ትምህርቲ፣ ናይ ግብርና ውፅኢታትን ካልኦትን ተመሳሰልቲ ኣገልግሎታትን ዝህቡ ትካለትን እዮም። እዚኦም ብመንግስቲ ወይ በቲ ሕብረተሰብ ዝህነፁ እዮም። ነቲ ሕብረተሰብ ዘለዎም ጥቅሚ ድማ እንታ እዩ?

ሱፐርማርኬት ማለት ዓርሱ ዝኽኣለ ናይ ንግዲ ትካል እንትኸዉን ኩሉ ዓይነት ሽቀጥን ኣቅሓን ብፅሬት ጠቅሊሉ ዝሓዘ ኣብ ሓደ ቦታ ንረኽበሉ መንገዲ እዩ። ናይ ሱፐርማርኬት ኣቕሓ ማለት ድማ ኣብ ሱፐርማርኬት ንረክቦ ኣቕሓታት ማለት እዮ። ናይ ሱፐርማርኬት እቕሓ ምጥቃም ንጥዕናና ጠቃሚ እዩ ኢልኩም ትሓስቡ ዶ?

ባንዴራ ማለት ንሓንቲ ሃገር መፍለጢ ወይ ድማ መለለይ እዩ። ንኣብነት ኣብ ሃገረ ኢትዮጵያ ትሽዓተ ክልላት ዘለዋ እንትኾና ኩለን ነናይ ባዕለን መፍለይ መንነት ኣለወን። ባንዴራ ኢትዮጵያ ሰለስተ ሕብሪ ዘለዎ ኮይኑ ቆፃል፣ ብጫ፣ ቀይሕ እዩ። ኩሉ ሃገር ነናይ ባዕሉ ትርጉም ይውክል። ናትኩም ሃገር ከ እንታይ ዓይነት ሕብሪ ይውክል?

ናይ ገዛ ኣቁሑ ማለት ዕለታዊ ናብራና ኣብ ምቅልጣፍ ዓብይ ግደ ዘጻወት ኮይኑ ብኢድ ክስርሑ ወይድማ ክዕደጉ ዝክእሉ እዮም። ከም ኣብነት እንትንሪ ከም ጀበና ፣ፍንጃል፣ ሶፋ፣ ፍርጅ ፣መርኣይ ምስሊ፣ ጻሕሊ፣ ድስቲ ዝኣመሰሉ እዮም። ናይ ገዛ ኣቁሑት እንተዘይምሃለወ ነይሮም ወዲሰብ ብከመይ ምተነባበረ ነይሩ ይመስለኩም?

ትምህርቲ ማለት ፍልጠት ኮይኑ ምስትምሃር ዝግበር ምምሃር ምስትምሃር ዝግበር ናይ ኣሰተምህሮ ከይዲ ኮይኑ ናይ ደቅሰባት ማሕበራዊ ኣካላት ግልጠት ዘለዎ ምክያቱ ፍልጠት ዘለዎ ሰብ ስለዝጠቅም እዩ።

ትራንስፖርት ወይ ድማ መጓዓዓዝቲ ንወድሰብ ካብቶም ጠቐምቲ ነገራት ሓደ ኮይኑ ናብ ዝደለናዮ ርሑቕ ክኾን ይኽእል ናብ ቀረባ ቦታ ኣብ ብሓፂር ጊዜ ብዘይድኻም ንኽንበፅሕ ይሕግዘና፡፡ እዚኣቶም ድማ ብነዳድን ብኤሌክትሪክን ከም መኪና፣ ኣውሮፕላን፣ ባጃጅ ዝኣምሰሉ እዮም፡፡ ኣብ ህይወትና ነዳዲ ምጥቃም ኣድላዪ ነገር እዩ ኢልኩም ትሓስቡ ዶ?

ዜና ማለት ብዛዕባ ሓደ ነገር ከም ኣርእስቲ ኣልዕልካ ፀጥ ዝበለ ስርዓት ብዘለዎ መንገዲ ምቕራብ ማለት እዩ። ዜና ኣውታር ብዛዕባ ዝተፈጠረ ሓዱሽ ነገር ትክክለኛ ብዝኮነ መንገዲ ናብ ሰባት ምቅራብ እዩ ። ንኣብነት ብመልክዕ ጋዜጣ፣ ሬድዮ፣ ቴሌቭዥን ንስካትኩም ከ እንታይ ዓይነት ዜና ትካታተሉ?

ኤሌክትሮኒክስ ማለት ከም ስልኪ ፣ ላፕቶፕ መርአዪ ምስሊ ዘጠቃልል ኮይኑ ንኣብነት ስልኪ ክንብል ከለና ኣብ ርሑቅ ዘሎ ሰብ ንምዝራብ ሓሳብና ንምግላፅ ገፅ ንገፅ እናተረኣኣና ምውጋዕ እውን የጠቃልል እዩ ገሊኦም እውን ብፅሑፍ ሓሳብ ንምግላፅ ንክእለሉ ነገር እዩ ጠቃሚ ነገር እዩ ንስኩም ከ እንታይ ዓይነት ኤሌክትሮኒክስ ትጥቀሙ?

ዜና ማለት ብዝውሓደ ነገር ከም ኣርእስቲ ኣልዒልካ ጭብጢ ብዘለዎ ስርዓት ብዘለዎ መንገዲ ምዝራብ ማለት እዩ፡፡ ዜና ብዛዕባ ዝኾነ ዝተፈጥረ ሓዱሽ ነገር ኣቐዲምካ ትኽኽለኛ ብዝኾነ መንገዲ ናብ ሰባት ምክፋል እዩ፡፡ ዜና ብመልክዕ ጋዜጣ፣ ቴለቨዥን፡ ሬድዮ ከበፅሕ ይኽእል፡፡ ንስኹም ከ ናይ ዜና ተኸታተልቲ ዲኹም?

ኢንጅን ናይ ማሽን ዓይነት እንትከዉን ሙቀት ወይ ድማ ኻሊእ ዓይነት ኣቁሑታት ወይ ተንቀሳቃሲ ዓቅሚ ዝቅይር መሳርሒ እዩ ፤ናይ ሰብ ጉልበት ድማ ግዘ ንምቁጣብ ይጠቅመና ።ንኣብነት ናይ ፈቶ ማሽን፣ መተንፈሲ ማሽን ፣መጥሓኒ ማሽን ዝበሉ ንጥቀም ኢና። ማሽን ኣብ ሂወትና ጉድኣት ኣለዎ ኢልኩም ትሓስቡ ዶ ?

ንግዲ ብመሰረቱ ናይ ቀደም ናይ ደቂ ሰባት ንምቅስቃስ እዩ ።ሓደ ሰብ ዝደለዮ ዝኮነ ይኩን ኣቅሓን ምምላእ ዝሰርሖ ናይ ስራሕ ዓይነት እዩ። ቡዙሕ ዓይነት ንግዲ ኣለዉ ፡፡ንኣብነት ናይ ኣቅሓ መሽጢ፣ ናይ ኣልባሳት መሸጢ ፣ናይ ፀጉሪ መሸጢእዚ ትምህርቲ ምስ ተመርቅና ጥቅም ክሳብ ዝወፅእ ዝግበር ክንዉን ዘካትት እዩ። ንስኩም ከ ኣአብ ናይ ንግዲ ስራሕ ተዋፊርኩም ትክእሉ ዶ?

ንግዲ ብመሰረቱ ናይ ቀደም ናይ ደቂ ሰባት ምንቅስቃስ እዩ። ሓደ ሰብ ዝኮነይኩን አቅሓ ንምምላእ ዝሰርሓ ናይ ስራሕ ዓይነት እዩ ። ብዙሓት ዓይነት ንግዲ ኣሎ። ንአብነት ናይ ኣቅሓ መሸጢ ናይ ኣልባሳት መሸጢ ምትግድዳግ ማለት እዩ። እዚ ነምርቶ ምህርቲ ምስ ተመረተ ናብ ተጠቃማይ ክሳብ ዝበፅሕ ክንውን እዩ። እንታይ ዓይነት ንግዲ ንስኩም ከ ትነግዱ?

መሰረታዊ ልምዓት ማለት ኣብ መነባብሮ ደቂ ሰባት ዓብይ ሓገዝ ዝገብር መሰረታዊ ድልየታት ዘማልእ ከም መጋዓዝያ ፣ትምህርቲ፣ ጥዕና ጣብያ፣ ግልጋሎት ማይን መብራህቲን ዘጠቃለለ እዩ። ንስኩም ከ ኣብ ከባቢኩም ዝርከቡ መሰረታዊ ልምዓታት ጠቀምቲ እዮም ኢልኩም ተሓስብ ዶ?

መስተ ደቂሰባት ናይ ኣልኮል መስተ ስለምስታይ ዝተፈላለየ ዓይነት ኣመለኻኽታ ኣለዎም፡፡ ብዙሓት ስድራቤት ውሽጢ መስተ ምስ ምግቢ ዝቐርብ እንትኾን ካልኦት ስድራ ውሽጢ ድማ ፈፂሙ ከም ሓጢያት ገይሮም ይወስድዎ፡፡ ኣልኮል ምስታይ ወይ ኣብ ዘይምስታይ ኩሉ ሰብ ነናይ ባዕሉ ውሳነ ክውስን ይግባእ፡፡ ኣልኮል ምስታይ ኣብ ሂወትና ጥቕሚ የብሉን ኢልኩም ዶ ትሓስቡ?

ባንዴራ ማለት መለለይ ወይ ከዓ መግለፂ መንነት እዩ። ባንዴራ ንሓንቲ ዓዲ ሕብራ ዓላማ መግለፂ እንትኾውን ባንዲራ ንብዙሕ ነገር ይገልፅ። ባንዴራ ኣብ ዝርከብሉ ሕብሪታት ነናይ ባዕሎም ትርጉም ኣለዎም። ካብ ሃገር ናብ ሃገር ድማ ይፍላለ። ኣብ ዓለምና ክንደይ ዓይነት ባንዴራታት ዘለው ይመስለኩም?

ባህሊ ናይ ሓደ ሕብርተ ሰብ መንነት ዘንፀባርቅን እንትኮን በቢ ከባቢኡ ድማ ዝተፈላለየ ዓይነት ባህሊ እዩ። ኣዘራርባ፣ ኣመጋግባ ፣ዝገልፅ ዝክእል እዩ ።ጥበብ ድማ ብልሓት ማለት እዩወይ ደማ ሜላ ማለት እዩ ። ኣብ በቢከባቢኩም ዘለው ባ ህሊ እንታይ እንታይ ባህሊ ኣለኩም ?

መሰረታዊ ግልጋሎት ማለትን ደቂ ሰባት ዕለት ዕለት መናብሮኦም ዘድልዩ ነገራት ብውልቀ ክኾን ወይ ብመንግስቲ ዝወሃብ ግልጋሎት እዩ። ንኣብነት ፦ መጉዓዝያ፣ መስተ፣ መፅለሊ፣ ክዳን ዝመሳሰሉ እዩም። ኩሉ ሰብ ዕለታዊ መሰረታዊ ግልጋሎት ኢሉ ብዙሕ ዓይነት ስራሕቲ ይሰርሕ። ንስኩም ከ መሰረታዊ ድሌትኩም ንምምላእ እንታይ እንታይ ዓይነት ስራሕ ትሰርሑ ?

መጋይጺ እንተወሳ ኽጽባዖ ዝግበሩ ኸም ኲትሻ ዂሕሊ ሳቝ ፀጕሪ ዝዕመሰሉ ኾይኖም ኣፍሊ ዝበሉ ባዓላት ቀማሸንና ጥንቀት ኣመሰሉ ባዕላት ዘግበሩ እዮም መጋይጺ ኣለይ ኢልኹም ተሓሱዱ።

መፋለጢ ማለት ሰባት ወይ ትካላት ምህርቶም ንምልላይ ብዝተፈላለይ መንገድታት ተጠቒሞም ኣብ ዛሓፀረ ጊዜ ምስ ህዝቢ ዝራኸብሉ መንገዲ እዩ። ንኣብነት ናይ መመላኽዒ፣ ናይ ምግቢ፣ ናይ መስተ ወይ ድማ ናይ ኣልባሳት ክኸውን ይኸእል። ክሳብ ሕዚ ካብ ዝረአኸሞዎም መፋለጥታት ኣየናይ እዩ ቀልብኵም ስሒብዎ?

ምጊቢ ወዲ ሰብንንባራ ካላትን ምህና ዝበልዖ ነበርኾን ብመልከ ጥረ ምረፍ ረምርኣሕ ምልትን ሥጋን ብመልካ ዝተፈላልኣይንተሠረርኃን ኣርዩ ይብላዕ ኾይኑ በብካባኡ ድማ ዝተፈላልይኣይንትናም ጋግባ ሥርዓት ዘሎንኾን ኣብነት ደብርህሽሩ ጀራሕ ምባሻሩዝ ኣምሲልካ ይብለዕ ሥጋ ምብልዕ ኣምጠናና ጠፋሚ ኸውንዶ።

ማሕበራዊ ሚዲያ ማለት ሰባት ብመልከዕ ኢንተርኔት ዝራኸብሉን ዝነጋገሩሉን እዩ፡፡ ሚድያ ማለት ድማ ሓሳብ መግለፂ ኾይኑ ኣብዝ ሐዚ ሰዓት ብጣዕሚ ፍሉጥን ዓለም ለኸ ምሕደራ ሚዲያታት ኣለዉ፡፡ ንኣብነት ፌስቡኽ ቴወይተር ፣እንስተግራም ይቲበዘሰ እዮም ማሕበራዊ ሚድያ ጊዜኻን ብመቕናት ዝደለኻዮ ነገር ኣብ ሓፂር ጊዜ ዝገልግል ከም ፍልጠት ትረኸበሉ እዩ፡፡ ማሕበራዊ ሚድያ እንተይ ጥቕሚ ኣለዎ?

መሠረታውልመዓት ማለት ናይ ወዲ ሰብ ናብራ ቐሊል እንግባር ዝሥርኁ ናይሥራሕ መደባት እዮም ኣብ መሠረታው ልመዓት ዝጠቓለሉ ኸም መንገድታት ወደዋ ትልዝላት ምዕርፉ ንፈርቲ ሃዲድባቡር ኃይሊ መመንጨውን ኻልኦታት ይርከቡ ኣብ ክባብኹን ዝርከቡ መሠረታዊ ልማዓታት እንይእንታይ እዮም፡፡

ኣከባቢ ወይተፈጥሮ ማለት ኣብ ውስን ቦታ ዝግነይ ህይወት ዘለዎምን ህይወት ዘይብሎምን ነገር ጥሙር ኾይኑ ከም መሬት ፣ካባብ ኣየር ብድምጽን ብጫናን ብጣዕምን ብማሕበራዊ ጕዳያትን ብስነ ህይወትን ዝተመልአ እዩ፡፡ ንስኹም ከ ኣብ ከባቢኹም እንታይ ታይ ዓይነት ተፈጥሮታት ይርከቡ?

ስፖርት ካብ ሕፃን ክሳብ ዓብዪ ከም ዝደለይን ደረጅ ብዝሓለወ መልክዑን ጥዕናና ንምሕላውን ኣከላትና ንምጥንካርን ክብደት ምቕንናስን ዝግበር ናይ ኣከላትና ምንቅስቐስ ኾይኑ፣ ኣብ ዓለምና ብዝተፈላለይ ናይ ውድድር መልከዓት ከም መዘናግዒ ንጥቆምሉ እዩ። ንስኹም ከ ታይ ዓይነት ናይ ስፖርት ፀዋታትት ትፃወቱ?

መሰረታዊ ግልጋሎት ማለት ነቲ ማሕበረሰብ ግልጋሎት ዝህቡ ማሕበራት ወይ ድማ ትካላት እዮም፡፡ ንኣብነት ናይ ጥዕና፣ ናይ ትምህርቲ፣ ናይ ግብርና ውፅኢታትን ካልኦትን ተመሳሰልቲ ኣገልግሎታትን ዝህቡ ትካላት እዮም፡፡ እዚኦም ብመንግስቲ ወይ በሕብረተሰብ ዝህነፁ እዮም፡፡ ነቲ ሕብረተሰብ ዘለዎም ጥቕሚ እንታይ እንታይ እዩ?

ቱርስም ብዓለም ለኸ ደረጃ ዝግበር ናይ ቦታ ዳሕሳስ ክኸዉን ይኽል እዩ ከም መንፈሳዊ ቦታታት ብይሮ ጳርክታት ባህላዊ ቦታታት ሓወልትታት ቀልያትን ኣተዘዋርኻ ዓለም ብምሉኡ እናዞርካ ምርኣይ ክኸውን ይኽል ኣብ ከባቢኹም ዘለዉ ንቱርዝም መስሒ ክኾን ይኽእል እዮም ኢልኹም ተሓስዎም ቦታታት ኣለዉዶ ግለ ጽወ ም?

ኣቕሓ ማለት ኣገዳስ ዝኾነ ወዲ ሰብ ዝጥቀመሎም መሠረታውን ንብረታት ማለት እዩ፡፡ ንገዛናን ጥቀመሎም ከም ወንበር ፣ሶፋ ፣ኣልጋ ዝሓዘ እንትኾን ንቢሮ ድማ ጠረቤዛ ፣ወምበር ፣መጽሓፍ ዝኣመስሉ ንብረታት ዝሓዘ እዩ፡፡ ብዘይ ናይ ገዛን ቢሮን ኣቕሓ ስራሕ ምሥራሕ ይከኣል ዶ?

ናይ ገዛ እንሳ ማለት ምስ ሰብ ተላሚዶ ምስደቂ ሰባት ዝነብሩ ኸም ከልቢ ድሙ ዝኣመሰሉ እንተኾኑ ናይ በራኻ እንሳ ማለት ድማ ኣብ በራኻ ዝነሩ ምስብዘይተላመዱ ኸም ኣምበሳ ነብሪ ብዃርያ ዝኣመሰሉ እዮም ኣብ ገዛኾም ዝለመደ ናይ ገዛ እንሳ ኣለኩምዶኣለኩምዶ።

ኣትክልትን ኣሕምልትን ማለት ካብ ተኽልታት ንረኾም ናይ ምግብ ዓይነታት ኾይኖም ሕማም ተኸላኸልቲ ንጥዕናና ኣገደስቲ ምግብታት እዮም ከም ቆስጣ ሰላጣ ጳጳየ ሙዝ ኣራንሺ ዝኣመሰሉ እዮም ኣትክልትን ኣሕምልትን ምምጋብ ንጥዕናና ኽንደየናይ ጥቅሚ ኣለዎ ኢልኹም ተሓስቡ?

ተፈጥሮን ከባባ ማለት ኣብ ወብሰም ቦታ ዝግነይ ሕይወት ዘለዎምን ሕይወት ዘየብሎምን ነገራት ጥምር ኾይኑ ከም መሬት ከባባኣየር ብድምፂ ብጨናን ብጣዕምን ማኅበራዊ ጕዳያትን ብስነይዮት ምስተመልአ እዩ ምስኹምካ ኣብ ባቢኹምቲ ይተይርክዉ

ጫማ ካብ ቖርበት ወይ ድማ ክሪ መሣሉ ነገር ዝሥራሕ ኾይኑ ንወድሰ ኽውሓደጋን ምክልኻ ብተወሳኽ ድማ ንፋሽን መመላኽዒ ዝግበር ናይ እግሪ ሽፋን እዩ። ኻልይ ድማ ጫማ ዓለምልኸ ናይ ዑመት መለክዒ ኣህድ እንተን ጫማ ተዘይህሉስ እግርና ኽንደዮናይ ምተጐድአ ነይሩ።

ስፖር ማርኬትት ማለት ዝተፈላለዩ ዓይንታት ኣቕሓ ዝሽየጠሉ ቦታ እዩ። ስፖር ማርከት ከይድኻ ትስእኖ ነገር ስለ ዘየለ ንድቂ ሰባት ዕለታው መነባብርኦም የቕለሎም። ጽረይቱን ጽፈቱን ድማ ዝሓለውር እዩ። ስፖር ማርከት ብዙኅ ዓይነት ዝተኣሸጕ ምግብታት እውን ይሽወጡ እዮም። ዝተኣሸግ ምግቢ ንጥዕናና ጕዳት ኣለወ ኢልኹም ትሓስቡ ዶ?

ምግቢ ንስወነትና ጠቓሚ ዝኾኑ ነገራት ብማኅበረ ሰቡ ቅቡልነት ዘለዎም መጊሁታት ምምጋዊ ኾይኑ ቤት ምግብን መስተን ብባህላዊ ወይ ድማ ብዘመናዊ መንገዲ ምግብን መስተን ደስብ ዝላ ቀረርባ ተዳልዩ ትሽወጠሉ ቦታ እዩ ኣብ መዓለ ዝርከብ ገዛገረላሰ ኣቲኹም ተመጊኹም ትፈልጡዶ?

መጋይየፂ ወይ ድመ መመላክዒ እንተወሳ ኽጽባቕ ዘፍግበሩ ኸም ኲትሻ ወሕሊ ሳዉን ጸጕሪ ዝኣምሰል ኾይኖም ኣፍሊ ዝበሉ ብዓላ ከም ኣሸና ክርስትና ምርዓ ንደት ጥንቀት ዝግበሩ እዮም ኣብ በብ ካባብኡ ደማ ዝተፈላሊ ዓይነት መጸባበቕ ይርከዉ መጋይየጽ ምግባር ኣለይ ኢኹም ተሓሱዱ።